ኣብዚ ምስሊ እንሪኦም ዘለና ሰባት ናይ ባህላዊ ትግርኛ ሳዕሲዒት ወይ ድማ ትልሂት ብሓባር እንትጫወቱ ዘርኢ ኮይኑ ሕልፍሕልፍ ኢሎም ድማ ናይ ቀደም ናይ ክብሪ ልብሲ ዝተኸደኑ ሰባት ንርኢ ኣለና።

ኣብዚ ምስሊ ከም እንርደኦ ኣብ ሓደ ገጠራማ ክፍሊ ናይ ዓድና ዘላ ሓንቲ ኣዶ ቡና እና ኣፈለሐት ከም ኢሊ እውን ካሊእ ሓዊ እናቀፃፀለት ከም ዘላ ንዕዘብ።

ኣብዚ ምስሊ ከም እንዕዘቦ ሰራይ ድያቆን ኣብ ቅድሚ ቤተ መቅደስ ስብከት ክሰብክ ጠጠው ኢሉ መስቀል ሒዙ ዝገብሮ ዑደት እዩ፡፡

ኣብዚ ምስሊ እንሪኦ ዘለና ምግቢ ካብ ናይ ዓድና ባህላዊ ምግብታት ውሽጢ ሓደ ኾይኑ ካብ ስጋን ዝተፈላለዩ ግብኣታትን ዝስራሕ ጥብሲ ተባሂሉ ዝፅዋዕ እዩ።

እዚ ኣብ ምስሊ ንዕዘቦ ዘለና ሓደ ካብቶም ናይ ትግራይ ደረፍቲ ዝኾኑ ሰሎሞን ባይረ ዝተባህለ ደራፊ እዩ።

ኣብዚ ምስሊ ከምንዕዘቦ ሓደ ካብቶም መሰረታዊ ግልጋሎት ወሃብቲ ዝኾነ ሓደ መዐደሊ ነዳዲ ዝኾነ እዩ።

እዘን ኣብ ምስሊ እንሪኤን ዘለና ደቂ ኣንስትዮ ፀጉሪ ቁናነአን ከም ናይ ኣዴታተን ተቆኒነንኦ ዘለዋ መርዓ ኸምኡ ውን ኣብ ብዙሕ ዝግጅታት ዝግበር ናይ ባህላዊ ናይ ዓድና ቁናኖ እዩ፡፡

እዚ ኣብ ምስሊ እንዕዘቦ ዝለና ናይ ቀደም ኣቦታትና ዝነበረ ዕዳጋ ዕዳጋ ኽገብሩን ኽለዋወጡን ዝገልፅ ምስሊ እዩ።

እዚ ኣብ ምስሊ እንሪኦ ዘለና ኣቦታትን ካህናትን ኣብ ዝተኣከብሉ ዝግበር ናይ ዕርቂ ስነ - ስርዓት እዩ፡፡

እዙዬ እንሪኦ ዘለና ዓይነት ተኽሊ ኻብ ዓይነታት ኣሕምልቲ እንትኾውን ኸሎ በሲሉ ነምግብነት እንጥቀመሉ ውፂኢት መስኖ እዩ።

እዚ ኣብ ምስሊ እንሪኦ ዘለና ካብተን ናይ ትግራይ ማሕበራዊ ሚድያ ዝኾና ሓንቲ ድምፂ ወያነ ቴሌቭዠን ኣርማ እዩ።

እዚ ምስሊ እንሪኣ ዘለና ማይ ካብ በሪክ ቦታ ናብ ንታሕቲ ቁልቁል ክወርድ ናይ ተፈጥራኣዊ መሰል ዝኮነ ንክትሪኦ ደስ በሃሊ ዝኮነ ቦታ እዩ፡፡

ኣብዚ ምስሊ እንሪኦ ዘለና ድማ አብ ጥዕና ጣብያ ውሽጢ ናይ ሕሙማት መዕረፊ ክፍሊ ዝኮነ ከምኡ ኢሉ እውን ዓራት ዝተፈላለየ አቁሕት ከም ዘለዎ እውን ንዕዘብ፡፡

እሺ ኣብ ላዕሊ ምስሊ ከም እንሪኦ ዘለና ናይ ማስቲካ ዝተፈላለዩ ምህርትታት ኢና ንርኢ ዘለና፡፡ እዚ ንግነየሉ በዝሒ ኣብ ሱፐር ማርኬታት መሸጢ ኮይኑ በዝሒ ዝርከቡ ኣብኡ እዮም ፍሉያት መስቲካታት እዮም፡፡

እዚ ኣብ ምስሊ እንሪኦ ዘለና ሰብ ጥብሲ ኣብ ሞቅሎ እናሰርሐ ዝርከብ እትከውን ካብቶም ባህላዊ ምግብታት ሓደ እዩ፡፡

ኣብዚ ምስሊ እንሪኦ ዘለና ናይ ዝተፈላለዩ ቅዱሳን ስእላት መሸጢ እዩ፣ ኣብዚ ናይ ቅድስቲ ማርያምና ናይ ዝተፈላለዩ ፃድቃናት ዝርከበሉ ስእሊ እዩ፡፡

ኣብዚ ምስሊ እንሪኣ ዘለና እንስሳ ካብናይ ገዛ እንስሳ ውሽጢ ሓንቲ እንትኾን ሽማ እውን ጠል ብምባል ትፍለጥ ከመኡ እውን ንምግብነት ትውዕል ሓሪድካ ኣብ በዓላት ስጋ ን ምግብነት ትውዕል።

እዚ ኣብ መስክሪን ዝረአየና ዘሎ መሸጢ ዕዳጋ ናይ ዝተፈላለዩ ኣቑሑት እንትኸውን ፤ለሞስ ንኣብነት ፈርኔሎ፣ መኽደን መጎጎ፣ ጀበና ዝተፈላለዩ የጠቓልል።

እዚ ኣብ ምስሊ እንሪኦ ዘለና ሓደ ካብ እቶም ባህላዊ ምግብታት ኢትዮጵያ ዝኮነ እንጀራ ብሽሮ እዩ፡፡

ኣብዚ ምስሊ ዝረአ ዘሎ ኣብ ቤተ ክርስትያን እንትኸውን እቶም ኣመንቲ ነፀላ ዝገበሩን ዘይገበሩን ኣብ ዝርይኡ ከቢቦም ኣብ ፀሎት ይርከቡ፡፡

እዚ አብ ምስሊ ንሪኦ ዘለና መስተ አልኮላዊ መስተ እንትከውን ብተለምዶ ጃንቦ እናተባህለ ይፍለጥ ዝቀርብ ብዕብይ ዝበለ መትሐዚ ዘለዎ ዓብይ አቅሓ እዩ፡፡

እዞም ኣብ ምስሊ ንርኦም ዘለና ተማሃሩ ኣብ ቤተ መፃሓፍት ውሽጢ ኮይኖም መፅንዓት ኣብ ምክያድ ከምዝርከቡ ክፍቲ ምስል ክንዕዘብ ንክእል።

ኣብዚ ምስሊ እዚ ምስተን ዓባይ ኣዶ ዘለዋ እንስሳ ናይ ገዛ እንስሳ ኮይነን ኣባጊዕ ዝባሃላ እንትኮና ንምግብነት ከምኡ እውን ንቡዙሕ ነገር ክጠቅማ ዝክእላ እንስሳታት እየን፡፡

እዙይ ኣብ ምስሊ እንሪእዮ ዘለና ባንዴራ ናይ ትካል ጥዕና ዓለም እንትከውን ናይ ብዙሓት ሃገራት እክብካብ እዩ።

እሺ ኣብ ምስሊ ከም እንርእያ ዘለና ሓፍትና ኣርቲስት ማህሌት ገብረገርግስ እያ ትባሃል። ብፍላይ ድማ ናይ ትግርኛ ናይ ባህላውን ዘመናውን ደራፊት ኮይና ብጣዕሚ ብፅቡቅ ድምፃ ብፅቡቅ ድምፃ እንፈልጣ ኣርቲስት

እዚ እንሪኦ ዘለና መሐመሲ ቦታ እንትከውን ኣብ ዝተፈላለዩ ድካም ክስመዐና ከሎ ንመናፈሲን ንመዘናግዕን እንጥቀመሉ ቦታ እዩ፡፡

እዚ ምስሊ እንዕዘቦ ዘለና ቡዙሓት ዝተፈላለዩ ህድያት ዘለዎም ባህላዊ ክዳውንቲ ከምኒ ሹፈን ዝበሉ ቡዙሓት ክዳውንቲ መሸጢ ገዛ እዩ፡፡

እዚ እንሪኦ ዘለና ካብ ዓይነታት ባህላዊ ክዳን እንትከዉን ንባህልና መግለፅን መንነትና መለለይን ዝኾነ ዓይነት ክዳን እዩ፡፡

እዚ ኣብ ምሰሊ እንሪኦ ዘለና ቆልዑ ኣሸንዳ ብናይ ኣውርስ ባህሊ ክጫወታ ከለዋን ዘርኢና ምስሊ እዩ፡፡

እዚ ምስሊ እንሪኦ ዘለና መንእሰይ ሽሪጥ ኣብ ክሳዱ ዝተሓንገጠ ተጋዳላይ እንትኸውን ክራር እንዳተጫወተ ከም ዘሎ ድማ ካብቲ ምስሊ ሪኢና ክንግንዘብ ንኽእል።

እዚ ኣብ ምስሊ ዝረአ ዘሎ ካብ ዓይነት ኣትክልቲ ኮይኑ ኣብ መሬት ፍሒርካ ዝርከብ ፍረ ኣብሲልካ እንጥቀመሉ ቀይሕ ሱር እዩ፡፡

ኣብዚ ምስሊ ካብ እንሪኦ ዘለና ዓበይቲ ሰባትን መናእሰያትን ብሓደ ኮይኖም ባህሎም ኣብ ምፍላጥ ያው ናይ ባህሊ ኣብ ምፍላጥን ስዕስዒቶምን ከመይ ከምዝነበሩ ናብራታቶምን ከመይ ከምዘብሉ ከመይ ከምዝገልፁ የመልክት።

እዘን ኣብ ምስሊ እንሪአን ዘለና ዓይነት መካይን ኣምፕላንስ ተባሂለን ዝፍለጣ እንትኮና ስረሐን ክዓ ሕሙም ብሕፁፅ ናብ ሆስፒታል ምብፃሕ እዩ፡፡

ኣብዚ ምስሊ እንሪኦ ዘለና ዓይነት ተኽሊ ኣዝማሪኖ ተባሂሉ ዝፍለጥ ናይ ዝተፈላለዩ ፀብሕታት ንምጥዕዓም ዝጠቅም ናይ ወሓሎታት ኣዴታት ዝጥቀማሉ እዩ።

ኣበዚ ምሰሊ እነሪኦመ ዘለና ቆልዑ ኣብ ኣፀደ ሀፃናት መምሀሮም ኣብ ዕረፍቲ ሰዓት አናጫወተቶም ከም ዘላ ክንግንዘብ ንክእል ተኣኪቦመ እውን በሓደ ከም ዘለዉ ንዕዘብ።

ኣብዚ ምስሊ እንርእዮም ዘለና ቆልዑ ተምሃሮ እንትኮኑ ዲቪዝኦም ተከዲኖም ናብ ቤትምህርቶም ኣብ ምእታዉ ዘለዎ ካበቲ ምስሊ ኢና ክንዕዘብ ንክእል ቦርሶኦም 'ውን ዝተፋላለዩ እቁሑቶም ሖዞም አለዉ፡፡

እዚ ኣብ ምስሊ እንሪኦ ዘለና ዓድና ኣለዉኒ ካብ እትብሎም ሃፍትታት ውሽጢ ዝኮነ ሓደ ቡና እዩ፡፡

ኣብዚ ምስሊ እንሪኦም ዘለና ክልተ ግለ ሰባት ኣብ ቤተክርስትያን ብተኽሊል ሓዳር ከምዝፈፀሙ ከምኡ ኢሉ እዉን ቁርባን ከም ተቐበሉ ክንግንዘብ ንኽእል።

እዚ ኣብ ምስሊ እንሪኦ ዘለና መፅሓፍ ኣብ ዉሽጡ ፊደላት ትግርኛ ዝሓዘ መፅሓፍ እዩ።

እሺ ኣብ ላዕሊ ምስሊ ከም እንርእዪ ዘለና ሓደ ካብ ናይ ዱር እንስሳ ብተለምዶ ህበይ ዝበሃል ዝፅዋዕ ኮይኑ ካብዞም ናይ ዱር አንስሳታትና ሓደ እዩ እዙይ እንስሳ።

አብዚ ስእሊ እንሪኦም ዘለና አቑሑት አብ ቤተ ክርስትያን አቦታት ካህናትን ድያቆናትን ንአጋይሽ መቐበሊ ዝጥቀምሎም ዝተፈላለዩ መስቀላት፣ ፀናፅላት፣ ዋንጫ ከምኡ ኢሉውን ብዙሓት አቑሑት ከምዘለው ንሪኢ፡፡

እዚ ኣብ ምስሊ እንሪእዮ ዘለና ቅርሳ ቅርሲ ብቀደም ብወለድታትና ዝተሰረሓ ኣብ ከባቢ ኣኽሱም ዝርከብ እንትኸውን ብዓይነቱ ፍሉይ ዝኾነ መልክዑ በሪ ዝመስል እዩ።

እዚ ኣብ ከባቢ ፀሓይ በርቒ ከተማ ኣክሱም ዝርከብ ናይ ዕዳጋ ቦታ እንትከውን ዝተፈላለዪ ከምኒ ባዲላ ከምኡ ክዓ ሓፂን መፂነን ከም መቁሎ ዝበለ ዝርከብሉን ዝሽየጡሉን እዩ::

እዚ ኣብ ምስሊ ዝርአ ዘሎ ሓደ ትምህርቲ ቤት እንትከውን ተማሃሮ ናብ እቲ ትምህርቲ ቤት እናኣተዉ እዩ ዘርኢ፡፡

ኣብዚ ምስሊ እንርእዮም ዘለና ሰባት ኣባላት ኦርኬስትራ ወይድማ ባንዲ ኦርኬስትራ ናይ ፖሊስ ሓደ ኣካል ዝኾኑ ሰባት እዮም።

ኣብዚ ምስሊ ከምእንርእዮ ዘለና ጎል ኣንስትየቲ ሓፍትና ተርእየና ዘላ ፀጉራ ቁናኖ ወይ ድማ ብተለምዶ ቁጥጥር ተባህሉ ዝፍለጥ ናይ ፀጉሪ ኣቆናንና ሓደ እዩ።

እሺ ኣብ ምስሊ ንሪኦ ከም ዘለና ናይ ቀደም ገዛ ኣሰራርሓ ኮይኑ እዚ ገዛ ብጒጂ መልክዕ ዝተሰርሓ ኮይኑ ኣብዚ ገዛ ብዙሓት ነገራት ልኣተዩዎ ኮይኖም ብናይ ሳዕርን ንጨይትን ዝስራሕ ባህላዊ ገዛ እዩ፡፡

ኣብ ምስሊ እንሪኣ ዘለና ካብ ላሕሚ ነግንዮ ፀባ ናይ ፀባ ተዋፅኦ ዝኮነ ርግኦ እናተባህለ ዝፍለጥ ንምግብነት ዝውዕል እዩ።

ኣብዚ ምስሊ እንሪኦ ዘለና መእተዊ በሪ እንዳቤት ብልዕን መስተን ዝኾነ ኣብ ትሕቲ ፅላል ዘለዎ ከፍ መበሊ ዘለዎ ገዛ ምዃኑን ንዕዘብ፡፡

ኣብዚ ምስሊ ንዕዘቦ ዘለና ካብቶም ናይ ዓድና ባህላዊ መስተ ዝባሃሉ ቡና እንትኸውን ኣብ ውሽጡ ድማ ጤናኣዳም ዝባሃል ተኽሊ ከምዘለዎ ንዕዘብ፡፡

እዚ ምስሊ ናይ ደቂ ኣንስትዮ ናይ ከንፈር ዝልከ እዩ።

ኣብዚ ንሪኣ ዘለና ምስሊ ጎቦታት ዓድና ከም ኢሉ ዉን ሰፊሕ ሜዳ ዓድና ታይ ከምዝመስል ንምግላፅ ዝተሞከረ እዩ፡፡ ከምኡ ኢሉ እውን ኣማዕዲኻ ዘለዉ ዓበይቲ ነዋሕቲ በረኽቲ ጎቦታትና ይርአዩ፡፡

እሺ ኣብ ምስሊ ከም እንሪኦ ዘለና ባህላዊ ናይ ፃሕሊ፣ ጀበና፣ ሞጎጎ ዝተፈላለዩ ዓይነታት ቅርፃቅርፂ ዘርኢ ኮይኑ ንፀብሒ፣ ንቡና፣ ንእንጀራ መጋገሪ ኢና ንጥቀመሉ።

እዚ ኣብ ላዕሊ ምስሊ ከምንርኦ ዘለና ናይ ገዛ ኣቁሑ ሓደ ኮይኑ ካብ ጣውላታት ዝተሰረሐ ብፍላይ ድማ ንበራጩቅን ዝተፈላለዩ ናይ በራጩቅ ነገራት መቀመጢ ዘገልግል ናይ ገዛ ኣቁሑ እዩ።

እሺ ኣብ ምስሊ ከምንርእዮ ከምዘለና ኣብ ሱፐር ማርኬታት ዝግነዩ ናይ ተፈጥሮኣዊ ምግብታት ዝተዓሸጉ ኮይኖም ናብ ተፈጥሮታት ምግብታት ከመይ ገይርና ናብ ሕብረተሰብ ቶሎ ኢሉ ከመዝበፅሕ ብዘመናዊ መንገዲ ማለት እዩ፡፡

ኣብዚ ምስሊ እንርኦ ዘለና ናይ የሓ ጥንታዊ ቤተ-መንግስቲ ኣብ ትግራይ ዝርከብ ታሪካዊ ቦታታት ሓደ እዩ እዚ ብቡዛሓት ቱሪስትታት በብዓመቱ ዝግብነይ እዩ።

ኣብዚ ምስሊ እንዕዘባ ዘለና ዓይነት ዑፍ ሰገን ዝተብሃለት እንትከውን ካብተን ምብራር ዘይክእላ ኣዕዋፍ ሓንቲ እያ::

እዚ አብ መደርደሪ ተቀሚጡ ዘሎ ካብ ዓይነታት አልኮላዊ መስተ ሓደ ኮይኑ እዚ ከዓ ፃዕዳ ወይኒ ተባሂሉ ዝፈለጥ እዩ፡፡

ኣብዚ ምስሊ ክንዕዘቦም ካብ ንክእል ቡዙሓት ነገራት ሓደ ኣከባብራ በዓል ጥምቀት ብናይ ኦርተዶክስ እምነት ተከተልቲ ዝግበር ኣከባብራ በዓል ጥምቀት እዩ።

ኣብዚ ምስሊ እንርእዮ ዘለና ብተፋላለዩ ኣትክልትን ኣእዋምን ዘማዕረገ ቦታ ኣብ ከተማ ኣኸሱም ዝግነ እንትኸዉን ኢዛና መናፈሻ እናተበሃለ ዝፍለጥ ኣብ ማእኸል ከተማ ዝግነ ቦታ እዩ፡፡

አብዚ ምስሊ ንሪኦ ዘለና መደርደሪ ወይ ድማ አርማድዮ እንትኸውን ብዙሓት ማህደራት ከምኡ እውን ወረቃቅቲ አብ ዝተፈላለዩ ቢሮታት ንክሕዝልና ይጠቅም፡፡

እዚ ኣብ ምስሊ ዝረአ ዘሎ ናይ ኣዴና ቅድስተ ቅዱሳን ቅድስት ፅዮን ማርያም ኣክሱም ቤተ ክርስትያን ናይ ሊቃውንቲ ቤተ ክርስትያን መዕረፊ ኣብ ከይዲ ስራሕ ዝርከብ እዩ፡፡

እዚ ኣብ ምስሊ ዝረአ ዘሎ ባህላዊ ገዛ እንትከውን ብዝሪኡ ክዓ ዝተፈላለዩ ኣትክልቲ ከቢበምዎ ይርከቡ፣ እዚ ንፅቡቅ መናፈሻን መዕረፍን ይጠቅም፡፡

ኣብዚ ምስሊ እንዕዘቦም ዘለና ገዛውቲ/ፎቃት/ኣብ ከተማ ኣክሱም ዝርከብ ፍልይ ዝበለ ኣሰራርሓ ዘለዎም ናይ ዝተፈላለዩ ክዳውንቲ ካልኦት ኣቑሑ ዝኮኑ መሸጢ ድኳናት እዮም።

ኣብዚ ምስሊ እንሪኦ ዘለና ውፅኢት ጣዋሉ ዝኾኑ ዝተፈላለዩ ዓራታት ዝተወዱኡን ኣብ ከይዲ ስራሕ ዝርከቡን እዮም፡፡

አብ ምስሊ እንሪኦ ዘለና ባህላዊ ደወል ናይ አብያተ ክርስትያናት ዝኾነ ካብ እምኒ ዝስራሕ ብዝተፈላለየ ድምፂ ዘለዎም ክልተ ደወላት እዩ።

ኣብዚ ምስሊ እንርእዮም ዘለው ድማ ተማሃሮ ኣብ ቤት ትምህርቲ ኮይኖም መምህር ድማ ደው ኢሉ እናምሀሮም ንሶም እውን እንዳተከታተሉ እንዳተማሃሩ ከም ዘለው ንዕዘብ።

እዚ ምስሊ ንሪኦ ዘለና ግለሰብ ናይ ጋንታ ኩዕሾ እግሪ ሰብዓ እንድርታ ደጋፊ ከምዝኾነ ክንርዳእ ንኽእል ኢና፡፡ ኣብ ኢዱ ድማ ናይ ሰብዓ እንድርታ ባንዴራ ኣብ ማእኸሉ ናይ ኣንበሳ ስእሊ ዘለዎ ዝሓዘ።

ኣብዚ ምስሊ ንሪኦም ዘለዉ ኣዶ ወዳ ሒዛ ማይ ከምፁ ብሳኣን ማይ ናብ ርሑቅ ቦታ ጀራኺን ሒዞም እናከዱ ከምዝኮነ ክንዕዘብ ንክእል ።

እዛ ምስሊ ንሪኣ ዘለና ኣቕሓ ካብቶም መጋየፅትን መፀባበቅትን ሓደ ኮይኑ ብኣብዝሓ ግዜ ኣወዳት ዝጥቀሙላ ኣቕሓ እያ፡፡ ኣብታ ምስሊ እንሪኣ ዘለና ብኣብዝሓ ግዜ ናይ ኣወዳት ተባሂሉ እዩ ዝዉሰድ፡፡

እዚ እንሪኦ ዘለና ዓይነት ምግቢ ፍርፍር ዝበሃል እንትከውን ኣብ ላዕሊኡ ንመጠዓዓሚ ጉዕ ተገይሩሉ ዘሎ እዩ፡፡

ኣብዚ ምስሊ ትርአ ዘላ ዓይነት መጓዓዝያ እንትከውን ከላ ቶዮታ ናይ ገዛ መኪና እያ ።እዚኣ ንዝተፈላለየ ናይ ገዛ ንምቅስቃስ ንባዕልካ ትጠቅም፡፡

ኣብዚ ምስሊ ንሪኦ ዘለና ድማ ኣብቲ ገጠራማ ናይ ዓድና ክፍልታት ብኣብዝሓ ዝስራሕ ዝነበረ ናይ ገዛ ኣሰራርሓ እንትኸውን እቲ ብምስሊ ንሪኦ ዘለና ገዛ ህድሞ እናተባህለ ይፍለጥ፡፡

ኣብዚ ምስሊ እንሪኣ ዘለና ዓይነት መኪና ድማ ዶዘር እናተባህለት ትፍለጥ እንትኸውን ኣብ ብዙሓት መሰረተ-ልምዓቲ ትሳተፍ ብጣዕሚ ብዙሕ ረብሓ ዘለዋ መኪና እያ፡፡

እዚ አብ ምስሊ እንሪኦ ዘለና ውድድር ብስክሊት እንትኸውን ብዙሓት ተውዳደርቲ እናተዋዳደርሉ ከም ዘለዉ ክንርዳእ ንክእል። ከምኡ ኢሉ እዉን አብ ወሰን ፅርግያ ቡዙሓት አደነቅቲን ደገፍትን ደው ኢሎም ይዕዘቡ ከም ዘለዉ ንራኢ።

እዘ እንርእየን ዘለና ተሽከርከርቲ ዓበይቲ መካይን ዓበይቲ ኣብቶብሳትን እንትኮና ተሳፈርቲ ሒዘን ካብ ርሑቅ ቦታ መጺኤን ናብ ርሑቅ ቦታ ዝከዳ ዓበይቲ ባሳት እየን።

ኣብዚ ምስሊ ንሪኦ ዘለና ሓዱሽ ፀጉሩ ዝተስተኻኸለ ሰብ እዩ። እዚ ሰብ ፀጉሩ ተስተኻኺሉ ከም ዘሎን እንዳ ፀጉሪ ምዃኑን ይሕብረልና።

እዛ ኣብ ምስሊ ንርእያ ዘለና እንስሳ ደሞ ካብቶም ብዙሓት ናይ ገዛ እንስሳ ዉሽጢ ሓንቲ እንትከዉን ላሕሚ ትበሃል፡፡ ካብኣ እዉን ዉፅኢት ፀባን ተፈላለዩ ሰጋን ክንረክበላ ንክእል፡፡

እዚ ኣብ ምስሊ እንሪኦ ዘለና ናይ ማሕበር ልምዓት ትግራይ ኣርማ ወይ ክዓ መፍለይ እንትከውን ኣብ ዝተፈላለዩ ናይ ልምዓት ቦታት እትሳተፍ ማሕበር እያ፡፡

አብዚ ምስሊ እንሪኦ ዘለና ቦታ አብ ከባቢ ናይ አክሱም ማርያም ፅዮን ዝግነ እንትኸውን፤ አፍቲ ምስሊ እንሪኦ ዘለና ዓብይ ናይ ማይ ቦታ ድማ ካብ ቀደም ነገስታት አትሒዙ ዝነበረ እንትኸውን ካብ ዓመት ዓመት ማይ ዘይጎድል ዓብይ ቦታ እዩ፡፡

እዚ ኣብ ምስሊ እንሪኦ ዘለና ኣብ ትግራይ ካብቶም ዘለው ናይ ተፈናቀልቲ ስቃይን መረረን ዝገልፅ ሰላማዊ ሰልፊ እዩ፡፡

እዛ ኣብ ምስሊ እንሪኣ ዘለና ቤተ -መድሓኒኣለም እንዳተባሃለ ዝፅዋዕ ኣብ ኣብ ኣክሱም ዝርከብ ኣብ ጥቃ እንዳፅዮን ጥንታዊ ቤተ-ክርስትያን እዩ ፡፡

እሺ ኣፍቲ ምስሊ ንሪኦ ዘለና ስእሊ መፅሓፍቲ ቅዱሳት ሃይማኖት ኾይኑ ናይ ካብ ብራና ዝተሰርሑ ሃይማኖት መፅሓፍቲ ሃይማኖት ኾየኑ ዝተደጎሰ መፅሓፍ ኾይኑ ኦርቶዶክስ ሃይማኖት መፅሓፍቲ

እዚ ኣብ ምስሊ እንሪኦ ዘለና ናይ ኒው ላይፍ ኣካዳሚ መእተዊ በሪ እዩ፣ በዚ ተምሃሮ በዚ ዝኣትውሉ እንትከውን ሕጂ ድማ ተዓፅዩ እዩ ዘሎ፡፡

እዚ ኣብ ምስሊ እንርእዮ ዘለና ኣብ ቤተክርስትያን ውሽጢ ካብ ዝርከቡ ሓደ ናይ ካህናትን ድያቆናትን ዘገልግልሉ ቅድስት እዩ።

ኣብዚ ምስሊ ከም እንዕዘቦ ዝተፈላለዩ ኣልኮላዊ መስተን ለስላሳን እንትከውን፣ ካብ እዚኣቶም ንኣብነት ኦዞ፣ ዛራ ዝተባሃሉ ኣልኮላዊ መስተን ሚሪንዳ ዝተባሃሉ ልስሉስ መስተን ኣለው፡፡

እዚ ኣብ ስእሊ እንዕዘቦም እዚ ናይ ገባር ስራሕ እንትኸዉን እቲ መሬት ኣብ ምልስላስ ይርከብ።

ኣብዚ ምስሊ እንርኦ ዘለና ኣሰራርሓ ገዛ ኣብ ኣብዛሓ ናይ ገጠራማ ክፍሊ ዝግነ ኣሰራርሓ ገዛ እንትኾውን ኣጉዶ ወይ ድማ ሳዕሪ ገዛ እንናተባሃለ ዝፍለጥ እዩ።

እሺ ኣብ ምስሊ ከም ንርእዮ ዘለና ምስሊ ብዛዕባ ናይ ቀደም ኣቦታትና ዝጥቀሙሉ ዝነበረ ኣእማን ቅርፃ ቅርፂ ዝጥቀሙሉ ዝነበሩ ናይ ስነ ህንፃ ኣጠቓቕማ እምኒ ዘርኢ ምስሊ እዩ፡፡ ቦታታት እውን ኣእማን ከምዘለዉ የገልፅ፡፡

እዚ ኣብ ምስሊ ንሪኦ ዘለና ኣብ መንጎ ትግራይን ኢትዮጲያን ዝተገበረ ስምምዕ ዉዕሊ ፕሪቶሪያ እዩ

እዚ ምስሊ ዝተፈላለዩ ዕሹጋት ምግቢ ንህፃውንቲ ዝኾኑ ዝሽየጥሉ እዩ።

እዚ እንሪኦ ዘለና ቤተክርስትያን ፅዮን ማርያም ኣክሱም ብሰሜን ኣከባቢ ዝርከብ መእታዊ በሪ እዩ፡፡

ኣብዚ ምስሊ እንዕዘቦ ከምእንክእል እቲ ቦታ ናይ ቤቴ ክርስትያን ወይድማ ጥንታዊያን ገዳማት ካብ ፍልፍል እምኒ ተቀሪጾም ዝተሰርሑ ዉሽጢ ሓደ ኮይኑ እቲ እንርእዮ ዘለና ድማኒ ናይቲ ዉሽጣዊ ክፋል ላዕለዋይ ግጹ እዩ።

ኣብዚ ምስሊ እንሪኦ ዘለና ኣባል ባንዲ ተጫዋታይ ጊታር እዩ፣ እዚ ክዓ ኣብ ዝተፈላለዩ ባህልታት ንምፍላጥን ንምጭዋትን ይጥቀመሉ፡፡

ኣብዚ ምስሊ እንሪኦም ዘለና እንስሳታት ናይ ገዛ እንስሳ ኮይኖም ጥሪት ወይ ድማ ከፍቲታት ኣብዑር እንትኾኑ ኣብ ገጠራም ክፍሊ ብኣብዝሓ ይርከቡ፡፡

ኣብዚይ ምስሊ እንሪእዮ ዘለና ባምያ ብምብሃል ዝፍለጥ ንምግብነት ካብቶም ዘገልግሉ ተኽልታት ሓደ እንትከውን ብኣብዝሓ ግዜ ብሑሞራ ወይ ድማ ብሱዳን ጠረፍ ዘለው ባታታት ይዝውተር።

እዚ ኣብ ምስሊ እንሪኦ ዘለና ናይ መድረኽ ዘተ ኣሸንዳ 2016 እንትኸዉን ከሎ ኣብቲ ታሕቲ ከዓ ናይ እንኳዕ ደሓን መፃእኹምን ናይ ዝተፈላለዩ ስፖንሰራት ኣርማ ዝገልፅ እዩ።

እሺ ኣብዚ ምስሊ ከም እንሪኦ ዘለና ኣብ ናይ ክሳድካ ዝግበር መጋየፂ ናይ እምነት እንትን ዝተትሓሓዘ ኾይኑ ናይ መስቀል መጋየፂ ብፍላይ ድማ ኣብ ትግራይ እኖታት ዝጥቀማሉ እዩ።

እዚ ኣብ ምስሊ እንሪኦ ዘለና ዝተፈላለዩ ዓይነታት ክታብ እንትኾኑ ከለው ኣቦታትና ንዝተፈላለዩ ሕማማት መድሓኒት ይጥቀሙሎም ዝነበሩ እዮ፡፡

እዚ ኣብ ምስሊ እንሪኦ ዘለና ፍረ ማንጎ እንትኸዉን ከሎ ንዝተፈላለዩ ከም ምግቢ ዓይነትን ንፅሟቅን ዝጠቅም እዩ።

እዚ ኣብ ምስሊ ንርእዮ ዘለና ቅዱሳት ኣቦታትና ጳጳሳትን ካህናትን እቲ ናይ ጥምቀት ማይ እንትባርኽዎ እንተለዉ እዩ።

እሺ ኣብ ምስሊ ክምንርእዮ ዘለና መኪና ብተለምዶ ናይ ወፃኢ ትዮታ፣ ሃይለኩስ ኢሎም ዝፅዉዐዎም ኮይኖም በፍላይ ኣብ ዓድና ሃፋትም ዝጥቀሙለን መኪና ጠንካራ መኪና ንምጉዓዓዝን ንካልኦት ነገራት መጓዓዓዚ ዝጠቅም እዩ፡፡

እዚ ኣብ ምስሊ እንሪኦ ዘለና ዓይነት እንስሳ ግመል ዝተባሃለ እንትከውን እዚ ንዝተፈላለዩ ናይ ፅዕነት ስራሕትን ከምኡ እውን ናይ ማሕረስ ኣገልግሎት ዝህብ እዩ፡፡

እዚ አብ ምስሊ ንሪኦ ዘለና አቦታት ናይ ሃይማኖት መራሕቲ ከምኡ እውን ናይ ፖለቲካ መራሕቲ ኣብ አኼባ አብ ሓደ ከፍ ኢሎም እናተሳተፉ ከም ዘለዉ ንዕዘብ።

ኣብዚ ምስሊ እንሪኣ ዘለና መፅሓፍ ኣርእስታ ምንጪ ዓበይቲ ሓሳባት እትብል እንትትከውን ብዶክተር ደቪድ ሽዋርድ እተፀሓፈት እያ፣ ናብ ቋንቋና ድማ ብተርጓሚ መምህር ሚኪኤል ዮውሃንስ ዝተተርጎመት እያ፡፡

ኣብዚ ምስሊ እንዕዘቦ ዘለና ሰራሕተኛ ኣብ ኣንበሳ ባንኪ እንትከውን ንህዝቢ ኣብኡ ኣገልግሎት ኣብ ምሃብ ዝረከብ ሰራሕተኛ እዩ፡፡

ኣብዚ ምስሊ እንሪኦ ዘለና ገዛ ኣብ ከተማ ኣክሱም ከባቢ እንዳ ማርያም ዝርከብ ፖስታ ቤት እዩ። ናይ ፖስታ ኣገልግሎት ዝህብ እንትከውን ብዙሓት ኣቅሑት ዘምፅእ ከምኡውን ዘልእክ ቦታ እዩ፡፡

እዚ ኣብ ምስሊ ንሪኦ ዘለና ሓደ ካብቶም መግለፂና ዝኮኑ ባህላዊ ሳዕስዒት ራያ ዝኮነ ሓደ እዩ።

እዚ ኣብ ምስሊ እንሪኦ ዘለና ካብ ዓድዋ ንኣክሱም ኣከባቢ ንእሽተይ ውፅእ ኢልካ ዝርከብ ፋብሪካ ዓለባ ኣልማዳ እዩ።

እዚ አብ ምስሊ ንሪኦ ዘለና ፅላተ ሙሴ ዝርከበሉ ሓደ ካብቶም ቅዱሳን ቦታታት ብዘይካ ሓደ ሰብ ካሊእ ክአትዎ ዘይክእል እዩ።

እዚ አብ ምስሊ እንሪኦ ዘለና መስቀል ናይ አቦታት ናይ ቀደም መስቀል እንትከውን ሕዚ ከም ቅርሲ ተታሒዙ ዝሕሎ ዘሎ ዓብይ ታሪክ እዩ፡፡

ኣብዚ ምስሊ እንርእዮ ዘለና ኣልኮል እንትኸዉን ስሙ ንቡዝሓት ሕማማት ከቃልዑና ዝኽእሉ ዝተፈላለዩ ተሃዋስያን ከይተሓላልፉ ንምጽራይ እና ንዕዑ ንምጥፋእ ይጠቅም።

እዚ ኣብ ምስሊ እንሪኦ ዘለና ምርኢት ክዳውንቲ እንትከውን ብተለምዶ ድማ ፋሽን እንዳተባሃለ ይፍለጥ፡፡ ኣብ ቡዙሓት ተዓደምቲ ዘለዎ ዝቀርብ ክዳን ንምርኣይ ሓደሽቲ ክዳውንቲ ምርኣይ ስነ ስርዓት እዩ፡፡

አብዚ ምስሊ እንሪኦም ዘለና ስባት አገልገልትን ቤተክርስትያን ሃለቃታት ኮይኖም መዓጥን ዝሓዙ አቦታት ካህናት ከም ዘለዉ ቢኢዶም ድማ ባንዴራ ናይ ኢትጲያ አብ ማእከላይ ድማ አርማ ናይ ቤተከርስትያን ዘሓዘ ባንዴራ እዩ፡፡

አብዚ ንሪኦ ዘለና ምስሊ ከም እንዕዞቦ ከም እንክእል አቦታት ወይ ከዓ ዓበይቲ ስባት ከምኡ እውን መናእሰይ ተአኪቦም ብሓደ ስዋ እናሰተዩ ብዋንጫ ስዋ እናሰተዩ ዘሪኢ ምስሊ እዩ፡፡

ኣብዚ ምስሊ እንርእዮ ዘለና ቦታ ኣፍ ደገ ናይ ሓደ እንዳ ቤት ብልዒ መስተን ኣፍ ደገ ከምዝኾነ ንዕዘብ ኣብ በሪ እውን ብዝሓት ወናብር ከምኢሉ ተገልገሊቲ ይኣርኣዩ።

እዘን ኣብ ምስሊ እንሪኣን ዘለና ደቂ ኣንስትዮ ባህላዊ ክዳን ናይ ዓድና ናይ ትግራይ ሽፎን ብምባል ዝፍለጥ ተከዲነ በሓባር ኮነን እንዳተላሃያ ወይከዓ እንዳሳዓሳዓ ይርከባ፡፡

እብዚ ምስሊ እንሪኦ ዘለና አብ ከተማ አክሱም ካብዞም ዝግነዩ ብጣዕሚ ዓበይትን ደረጅኦም ዝሓለውን ሆቴላት ዉሽጢ ሓደ እንትኸውን ብተፈላለዩ ብጣዕሚ አደንቅቲ ቅርስታት መልክዕ ዝተሰርሐ እዩ።

እዚ አብ ምስሊ እንሪኦ ዘለና እንስሳ ፈረስ እንትባሃል እንትኮን ካብ ገዛ እንስሳ ውሽጢ አብ ልዕሊኡ ድማ ሃርበኛታት ከም ዝገብርዎ ዝነበሩን ተጋያይፁን ተመላኪዑን ይነብር፡፡

እዛ ሓፍትና ሒዛቶ ዘላ ካብ ዓይነታት አሕምልቲ ቆስጣ ተባሂሉ ዝፍለጥ አብሲልካ ንፀብሒ ዘገልግል እዩ፡፡

እዚ ኣብ ምስሊ እንሪኦ ዘለና ካብ ናይ ገዛ ኣቑሑ ዝኾኑ ውፅኢት ዕንጨይቲ ሓደ ጠረጴዛ እንትኽውን ብዝተፈላለዩ ዓይነት ክስራሕ ይክእል።

እዚ ኣብ ምስሊ እንርእዮ ዘለና ሓደ ካብቶም ባሃላዊ ኣሰራርሓታት ገዛ ዝኾነ ናይ ሳዕሪ ካብ ሳዕሪ ዝተሰረሐ ገዛ ሓደ እዩ።

እዞም ኣብ ምስሊ ንሪኦም ዘለና ኣቦ ፅንሃን መስቀልን ሒዞም ፍሉይ ናይ ቤተ-ክርስትያን ናይ ካህናት ክዳን ተኸዲኖም እናዓጠኑን እናባረኹን ኣብ ጎደናታት ከም ዝኸዱ ዘለው ምግንዛብ ይከኣል፡፡

ኣበዚ ምስሊ ንርኦ ዘለና መንእሰይ ካብ መስኖ/ግራቱ/ ዝረከቦ ምህርቲ ናይ ካሮት ምህርቲ ተሸኪሙ እንዳኸደ ይርከብ።

እዚ እንሪኦ ዘለና ብአብዛሓ ደቂ አንስትዩ ዝጥቀማሉ ሻምቦን ኮንደሽነርን እዩ፡፡

እዚ አብ ምስሊ ከም ንዕዘቦ ናይ እኖታትና ቡና አፈሊሐን እንተቅረባ ዘሎ ዝግጅት ዘርኢ ምስሊ እዩ፡፡

ኣብዚ ምስሊ እንርእዮ ዘለና ምግቢ ወይድማ ካብ ጥራጥረ ሓደ ዝኾነ ብተለምዶ ቡቁልቲ እናተባሃለ ዝፍለጥ እዩ። ምስ ዝተፈላለዩ ቅመማት ዝቀርብ እንትኸውን ምስ ቡና እውን ይቀርብ እዩ።

እዚ ኣብ ምስሊ እንሪኦ ዘለና ዝተፈላለዩ ዓይነታት ክዳውንቲ ደቂ ኣንስትዮ ተዘርጊሖም ዘለው እንትኮኑ ዝተፈላለዩ ዓይነታት ክዳውንቲ ዝሽየጠሉ ቦታ እዩ፡፡

ኣብዚ ምስሊ እንርእዮም ዘለና ዝተፈላለዩ ላናይ ኣልኮል መስተታት ከምኒ ኣዋሽ፣ ጉደር፣ ካስትል ቢራን ዝተፈላለዩ መስታታትን እዩ።

እዚ ምስሊ እንርእዮ ዘለና ኣቅሓ በኣዴታትን ባሕዋትና ደቂ ኣንስትዮን ንመጻባበቂን መጋየጽን ዝጥቀማሉ ኣብዝሓ ግዜ ድማ ካብ ወርቂ ዝስራሕ ኣቅሓ እዩ።

ኣብእዚ ምስሊ ንርኦ ዘለና ላዕለዎት ኣመራራሓ ፖለትካ ትግራይ እንትኮኑ ከም እኒ ጌታቸው ረዳ ዝኣመሰሉ ከም ዘለው ካፍቲ ምስሊ ንዕዘብ ንክእል።

እሺ ኣብ ምስሊ ከምእንሪኦ ዘለና ሓደ ናይ ኢትዮጵያ ባህላዊ መሳርሕታት ናይ ሙዚቃ ኾይኑ ብፍላይ ድማ እዚ ኣብ ቤተ-ክርስያናትና ኢና ንጥቀመሉ፡ ኣብ ቤተ-ክርስትያና ብፍላይ ናይ መዝሙር ንስሃ መዐጀቢ ብፍላይ ኣብ ፆም ኣርባዓታት ኸዓ ናይ መዝሙር ንስሃታት መዐጀቢ እዩ ዝጥቀምሉ ከም ኣቦታት ኣሕዋት ዝጥቀምሉ እዩ፡፡

ኣብዚ ምስሊ እንሪኣ ዘለና ድማ ፈሳሲ ሳሙና እንትኸዉን ብኣናእሽተይ ጀራካን ዝተዓሸጉ ኣብ ዕዳጋ ከም ዘለዉ ንዕዘብ። ከምኡ እዉን ካልኦት ዓበይቲ ኣቑሑት ይሽየጥ እዩ።

እዚ ምስሊ እኩባት ተማሃሮ ኣብ ትምህርቲ ቤት እዩ።

እዚ ኣብ ምስሊ ዝረአ ዘሎ ግሎባል ሱፐርማርኬት ዝተባሃለ ሓፈሻዊ ዕዳጋ ናይ ዝተፈላለዩ ኣቑሑት እንትኸውን በቲ ዝረአ ዘሎ ግን ተዓፅዩ እዩ፡፡

እሺ ኣብ ምስሊ ካብ እንርእዮ ዘለና ናይ ቀደም ጀጋኑ ኣቦታት ዝነበሩ ብፍላይ ድማ ደጃዝማች ቀናዝማች ዝበሃሉ ሓቢሮም ፎቶ ዝተለዓልሉ ምስሊ ኢና ንርኢ ዘለና ናይ ታሪክ ወለዶ ዝተሳተፉ ሕሉፍ ታሪክ ዝተሳተፉ ወለዶታት እዮም።

እዘን ኣብ ምስሊ እንረአን ዘለና ደቂ ኣነስትዮ ዝተፈላለየ ናይ ገዛ ኣስበዛ ከም እኒ ሽጉርቲ፣ ኮሚደረ፣ እንቋቑሖ እና ድንሽ ዝተመሳሰለ ኣቑሑ ሒዘን ኣብ ወሰን ፅርግያ እንዳሸቀጣ ይርከባ፡፡

እዛ ኣብ ምስሊ እንሪኣ ዘለና መከፋፈልን መሸጥን ቀለብ እንስሳ ወይ ድማ ናይ እንስሳ ምግቢ ዝሽየጠላ ቦታ እያ፡፡ ብዓል ዋናኣ ዉን ተመስገን ኣምሃ ዝብሃል እዩ፡፡

እዚ ኣብ ምስሊ እንሪኦ ዘለና ጫማ ዓይነት ጫማ ቦቲ እትኮን ተሎ እዚ ኣብ ሓደ ከዓ ጫማ ዘይብሉ ጥራሕ እግሩ እዩ ዘሎ።

እዚ ኣብ ስእሊ ንሪኦ ዘለና ዉድድር ምርኢት ክዳን ወይ ድማ ፋሽን እንትከዉን ኣብ ተዓደምቲ ዘለዉዎ ዝግበር ናይ ምርኢት ክዳን እዩ ።

ኣብዚ ምስሊ ዘሎ ናይ ሙዚቃ መሳርሒ ባህላዊ ሙዚቃ መሳርሒ እንትኸዉን ክራር እየን ዝብሃላ ብዘመናዊ መልክዕ ከም እተሰርሓ ድማ ንግንዘብ።

እዚ ኣብ ምስል ንርኦ ዘለና ሃፍትና ተቆኒናቶ ዘላ ብባሃሊ ትግራይ ኣዴታትናን ብካልኦት ደቂ ኣንስትዮ ዝቁነኖኦን ጋም እደተበሃል ዝፅዋዕ ኣቆናኒና እዩ።

ኣብ እዚ ምስሊ ንሪኦ ዘለና መንእሰይ ምርኢት ክዳን ወይድማ ፋሽን ብዝርይኡ ንዘለው ሰባት ወይ ድማ ተዓደምቲ ዘቅርበሎም ከም ዘሎ ንግንዘብ።

ኣብዚ ምስሊ ንሪኣ ዘለና እንሳሳ ኻብ ዓይነት ኣዕዋፍ ሓንቲ ዝኮነት ብተለምዶ ዳቦ እናተብሃለት ትፅዋዕ ምስ ሰብ ተላሚዳ ኣብ ከተማን ኣብ ኣብዝሓ ገዛዉቲን ነግንያ ካብ ኣዕዋፍ ዉሽጢ ሓንቲ እያ።

ኣብዚ ምስሊ እንሪኦ ዘለና ናይ መስቀል ቅርፂ ዝሓዘት ካብ እምኒ ተቐረፀት ናይ ቀደም ቅርፃቅርፂ ከምዝኾነት ንዕዘብ፡፡ ብድሕሪት ድማ ገጠራማ ናይ ዓድና ከባቢ ይርአ፡፡

ኣብዚ ምስሊ ንሪኦ ዘለና ኣብ ጎደናታት ኣክሱም ዝርከብ ብኣቦታት ዝተሰርሐ እምኒ ኣብ ልዕሊ እምኒ ፀኒዑ ንክሕዝ ጌርካ ብምስራሕ ንብዙሕ ዓመታት ከም ዝፀንሕ ጌሮም ዝሰርሕዎ ፍሉይ ናይ ባዕሎም ጥበብ እዩ።

ኣብዚ ምስሊ እንረኦ ዘለና ኣቅሓ ናይ መምጠጢ ትቦ እንትከውን ዝተፈላለየ ስራሕቲ መስኖ ዝኣመሰሉ ኣብ ዝርኦም ዘለው ናይ ማይ ቦታት መጢጡ ንከምፅእ ይጠቅም።

ኣብዚ ምስሊ አንርእዮ ዘለና ባንዴራ ብቀደም ብሃፄ ሃይለስላሴ ግዜ ዝነበረ ናይ ኢትዮጵያ ባንዴራ እንትኾን ሒዚ ግን ኣገልግሎት ኣይህብን ዘሎ።

ኣብዚ ምስሊ እንሪኦም ዘለና ህፃውንቲ ቆሉዑ ኣብ መናፈሻ /መዘናጊዒ/ ውሽጢ ብናይ ህፃናት መጫወቲ ቆልዑ እንዳተጫወቱን እንዳተዘናጉዑን የመልክት።

ኣብዚ ምስሊ ንሪኦ ከምዘለና ኣብዚ ፅርጊያ ናይ ደቀቕትን ኣናእሽተይን ትካላት ናይ ንግዲ መስርሒ ቦታ ኾይኑ ያው ከምትሪእዎ ዘለኹም ሰባት ኣትዮም ንግዲ ከምዝለዋወጥሉ እዩ፡፡

ኣብዚ ምስሊ እንሪኦም ዘለው አቑሑት ካብቶም ናይ ዘመናዊ ሙዚቃ መሳሪሒታት ተባሂሎም ዝፍለጡ ሓደ ዝኮኑ ከበሮታት ዝሓዘ ቤዝድራም ዘለዎ እዩ። ኣብ ባንዲ እውን ክንረኽቦ ንኽእል ኢና፡፡

ኣብዚ ምስሊ እንዕዘቦም ዘለና ወይ እንሪኦም ዘለና ንጥዕና ቆርበት ከምኡውን ንዝተፈላለዩ ነገራት ፅቡቃት እዮም ተባሂሎም ዝሕሰቡ መፀባበቅትን መጋየፅትን ካብ ዝባሃሉ ሳሙናታት ሓደ እዩ፡፡

እሺ አብ ልዕሊ ምስሊ ከምንሪኦ ዘለና ናይ አቦና ቅዱስ ያሬድ ስነ ቅርፂ ኮይኑ አብ ሓወልቲ አክሱም አከባቢ ዝግነ ካብ ጎኒ ቤተ ክርስቲያን ማርያም ፅዮን ዝግነ ናይ አቦና ቅዱስ ያሬድ ስነ ቅርፂ እዩ።

ኣብዚ ምስሊ እንርኦም ዘለና ሰባት ገዳማውያን ኣቦታት መነኮሳት እንትኮኑ ካብ ዓለም ተፈልዮም ኣብ ገዳማት ብሃይማኖት ፀኒዖም ካብ ኩሉ ነገር ሪሒቆም ዝነበሩ ቅዱሳነ ኣባውያን ።

ኣብዚ ምስሊ እንምልከቶ ዘለና ገዛ መሰንከትን መከፋፈልን ከምኡ ኢሉ መሸጥን ባንን ኬክን ዝኮነ ገዛ እዩ፡፡ ኣብ በሩ ድማ መኪና መከፋፈሊት መኪና ኣላ፡፡

ኣብዚ ምስሊ እንርእዮ ዘለና ኣቅሓ ካብ ናይ ገዛ ኣቁሑት ውሽጢ ሓደ ዝኮነ ካብ ዝተፈላለዩ ጣዋሉን ሓፂን መፂንን ዝስራሕ እንትከውንን ንቴሌቭዥንን ንካልኦት ኣቁሑት መቀመጢ ዝከውን እዩ።

እዚ ኣብ ምስሊ ዝረአ ዘሎ ናይ ባህላዊ ትልሂት ትግርኛ እንትከውን ኣውርስ ተባሂሉ ዝፍለጥ ዓይነት ትልሂት እዩ፡፡

እዚ ኣብ ምስሊ እንሪኦ ዘለና ናይ ሊቁ ቁዱስ ያሬድ መዘምር ሓወልቲ ኣብ ከተማ ኣክሱም ዝርከብ እዩ፡፡

ኣብዚ ምስሊ ዝረአየና ዘሎ ብኣብዛሓ ግዜ ኣብ ገጠራማ ክፍሊታት ከም ሓፁር ዝጥቀመሉ ዕሾክ ከምኢሉ ዉን ካልኦት ተክሊታት ከም ዘለዎ የርኢ ፡፡

ኣብዚ ምስሊ ንምልከቶ ዘለና ተምሃሮ ኣብ መኣዲ ትምህርቲ ኮይኖም መምህሮምን እናምሀሮምን መምህሮም ንዝሃቦም ሕቶ ድማ ኢዶም ብምውፃእ መልሲ ንክህቡ ተዳልዮም እናሃለዉ የርኢ ፡፡

እዛ ምስሊ እዚኣ ብዙሕ ነገር ምዕዛብ ይከኣል እዩ ።ካፍቶም ንዕዘቦም ውሽጢ እውን ብዙሓት ናይ መሸጥን ኣቁሑት ብጥቅኡ ድማ ናይ ወርቅን ናይ ሞባይል ፅገናን ከም ዘለው ንዕዘብ።

እዚ ኣብዚ ምስሊ ንሪኦ ዘለና መብዛሕቲኡ ግዘ ኣብ ቢሮታት ዝርከብ ወንበር ወይ ድማ ኮፍ መበሊ እዩ።

እዚ ኣብ ምስሊ እንሪኦ ዘለና ቤት ምግቢ ንዓማዊል ብፅቡቅ መልክዕ ተዘጋጅዩ ዝፅበ ዘሎ ቤት ምግቢ እዩ፡፡

ኣብዚ ምስሊ ንርኤን ዘለና ደቂ ኣንስትዮ ኣሸንዳ ወይ ድማ ዓይኒዋሪ ዝባሃል ናይ ዓድና ኣለዋ ካብ ትብለን ባህላዊ ጨወታ ከምኡ ውን ብዙሕ ቱሪስት መስሓብ ዝኾን ዓብዪ ባህላዊ ጨዋታ እዩ።

አብዚ ምስሊ እንርአዮ ዘለና ግለ ሰብ ወይ ድማ ሓረስታይ ከምዚ ንርእዮ ዘለና አብዑር ፀሚዱ ዐርፊን ነዊትን ብምጥቃም አብ ማሕረስ ከምዝሰርሕ ሎ ክንዕዘብ ንክእል።

እዛ ኣብ ምስሊ እንሪኣ ዘለና ኣብ ናይ ብዙሓት ገዛውቲ እትግነ ናይ ጨጉሪ ቅብኣት እንትኸውን እዚ ድማ ብካልኦት እንዳተተከአት ትመፅእ ዘላ እትከውን ግን ኣብ ሓደ ሓደ ትግነ እያ።

እዞም ኣብ ምስሊ እንሪኦም ዘለና መናእሰይ ኣብ ኽዳን ስፌት ተዋፊሮም ዝግነዩ ምዃኖም ካብቲ ምስሊ ሪኢና ክንዕዘብ ንኽእል፡፡

ኣብዚ ምስሊ እንሪኦ ከምዘለና ካብ ጥንታውያን ኣቦታትና ዝሰርሑዎም ዝኾኑ ገዳማት ሓደ ዝኾነ ህንፃ እዩ፡፡

እዚ ኣብዚ ምስሊ እንርእዮ ዘለና ጨዉ እንትከዉን ጥቅሙ እዉን ንቡዙሕ ነገር ንከም ምግብነት ኣብ ዝዉዕሉ ግብኣታት ውሽጢ ሓደ እዩ:: ኣብ ሱቅ እዉን ክነግንዮ ንክእል::

ኣብዚ ምስሊ ንሪኦ ዘለና ገዛ ወይ ድማ ህንፃ ዝነበረ ብቐደም ኣቦታት ተሰሪሑ ዝነበረ ሕዚ ግን ፈራሪሱ ኣብዚ ምስሊ ከምዝርአ ዘሎ ዝተረፈ እዩ፡፡

እሺ ኣብ ላዕሊ ከምንሪኦ ዘለና ተኽሊ ንዝብላዕ ዘገልግሉ ኮይኑ ብፍላይ ድማ ስሙ ሓምሊ እናበልና ንፅዉዖ። ካብ ናይ ጥቕሚ ሓምሊ ሕማም ተኸላኸልቲ ምግብታት ሓደ ኾይኑ ሓምሊ ብጣዕሚ ፅቡቕ

ኣብዚ ምስሊ እንርእዮም ዘለና ሰባት ኣዶን ደቅን ናብ ሕርሻ ወይድማ ማሳ እናሰርሑ ከምዝኮኑ ክንዕዘብ ንክእል። እንዕዘበሉ መንገዲ እወን ኣብቲ ኣብድሕሪቶም ዘሎ ናይ ሕርሻ ቦታ እና ብዝሓዘቶ መኹዓቲ።

ኣብዚ ምስል ንዕዘቦ ዘለና ወይ ድማ ንርእዮ ዘለና ቅሪተ ኣካል ወዲ ሰብ ዝኮኑ ኣዕፅምቲ ኣብ ተፋላለዩ ኣብ ተፈላለዩ ኣእማን ማእከል ወዳዲቆም እንሪኦም ዘለና እዩ::

እዚ ናይ ቤተኽርስትያን አገልጋሊ ካብ ዝኾኑ ስባት እንትኸውን ፀላል አፀሊሉ አብ ሓደ ናይ ፕሮግራም ስርዓት እዩ ዘሎ፡፡

ኣብዚ ምስሊ ንሪኦ ከም እንክእል ብቴሌቭዥን ትግራይ እናተሓላለፈ ዝግነ ናይ ፀባ ምገባ ንተማሃሮ ዝገበር ዘሎ ናይ ፀባ ምገባ ስርዓት እዩ፡፡

እዙይ ኣብ ምስሊ እንሪእዮ ዘለና ጥንታዊ ዓብዩ ህንፃ ቤተክርስትያን ካብ ፍልፍል እምኒ ዝተሰርሐ እንትኸውን እዙይ እንሪእዮ ዘለና ድማ ውሽጣዊ ክፋሉ እዩ።

ኣብዚ ምስሊ እንዕዘቦ ዘለና ኣብ ዜና 4 ሰዓት ናይ ስፖርቲ ዜና ቴሌቭዥን ትግራይ ቲቪ እንዳተሓላለፈ ዝግነ ብዛዕባ ናይ ኩዕሾ ስኪዒት ከም ዝኾነ ከምእውን ዝተፈላለዩ ሪፖርተራት ከም ዘለው ንግንዘብ።

ኣብዚ ምስሊ ከም እንዕዘቦ ካብቶም ጥንታውያንን ታሪካውያንን ሓድግታትና ሓደ ዝኮነ ውቅር ቤተ ክርስትያን እዩ፡፡

ኣብ ምስሊ እንሪኦ ዘለና ናይ ዝተፈላለዩ ቁዱሳን ስእሊ ዘለዎ ክታብን ማዕተብ ወይ ከዓ ክሪ ናይ ክሳድ ዝሓዘ እዩ፡፡ ኣብ ፀግዒ ቤተክርስትያናት እውን ይሽየጥ፡፡

ኣብዚ ምስሊ ድማ ዘርኤና ዝተፈላለዩ ዓይነትታት ሸቀጣሸቀጥ ናይ ወርቂ ናይ ገጣጌጥ ናይ ሆቴላት በሪ ከምኡ ኢሉ 'ውን ቦንዳ መሸጢ የርአና።

ኣብዚ ምስሊ እንሪኦም ዘለና ኣቁሑት ኣብቶም መጋየፅታት መፀባብቅን ዝበሃሉ እቁሑት ውሽጢ ሓደ ዝኮነ ቫዝሊኒን ግሪስሊንን እንቲ ኮኑ ቆርበትና ንከይደርቅን ንከይፍሕሹን ይጠቅሙና እዮም።

ኣብዚ ምስሊ እንዕዘቦ ዘለና ዝተፈላለዩ ናይ ኮስመቲክስ ኣቁሕት እንትኮኑ ከምኒ ቫዝሊን፣ ሊቪያ ፣ሎሽን ዝበሉ ኣብ ስፖር ማርኬት ዝርከቡ እዮም፡፡

ኣብዚ ምስሊ ንሪኦ ዘለና መጋረጃ እንትከዉን ንበሪ ከምኡ ኢሉ ዉን ንመሽኮት ክንሽፍነሉ ይጠቅመና። ኣብ ገዛ መንበሪ ገዛና እውን ብኣብዝሓ ንጥቀመሉ እዩ ።

ኣብዚ ምስሊ ንሪኣ ዘለና ኣቕሓ ኣብ ናይ ኩላትና ገዛ ንረኽባ እንትትከውን መጎጎ እናተባህለት ትፍለጥ፡፡ እንጀራ ንምስንካት ኣዴታትና ዝጥቀማላ ኣቕሓ እያ፡፡

ኣብዚ ምስሊ እንርእዮ ዘለና ብቴሎቭዥን ትግራይ ቲቪ ናይ ዜና ክልተ ሰዓት ብዛዕባ ኣብ ሳምረ ዝርከብ ጥንታዊ ናይ ጨርቆሰ ገዳም ከም ዝኮነ ንምልከት።

ኣብዚ ምስሊ እንዕዘቦ ዘለና ኣናእሽቲ ቆለዑ ዲቪዛ ተከዲኖም ኣብ መኣዲ ትምርቲ ከም ዘለዉ ከምኢሉ እውን መምህሮም እናመሀሬቶም ከመትህሊ ከንግዘብ ኣለና።

ኣብዚ ምስሊ ንሪኣ ዘለና ኣቕሓ ኣብ ዝተፈላለዩ ድንዃናት ትርከብ ኣዴታት ንቖልዑ ፀጉሮም ከምኡ ኢሉውን ቆርበቶም ከይደርቕ ብደንቢ ንክከናኸነሎም ዝገብር ቅብኣት እዩ።

ኣብዚ ምስሊ እንሪኦ ዘለና ናይ ቤት መስተን ድራፍትን ኣማኒኤል ኣፍ ደገ እንትከውን ኣብኡ ክዓ ናይ ቡንን ደረጃ መዕረፊ ንፋስ መርከቢ ኣሎ፡፡

ኣብዚ ምስሊ ንሪኣ ዘለና ኣቅሓ ንዝተፈላለዪ ነገራት ትጠቅመና እንትኾን ፕላስተር እናተብሃለት ትፍለጥ እያ። ካብተን ዝጠቅማ ዉን ከም ንወረቀት ዝኣመሰሉ ብዙሓት ኣቁሑ ብሓደ ኣጣቢቓ ንኽትሕዘልና ትጠቅም ።

አብዚ ምስሊ እንሪኦ ዘለና አብ ገዛ ውሽጢ ዝቅመጥ መጋየፂ እንትኸውን፤ ብቋንቋ እንግሊዝ ዝተፀሓፈ ናይ ርሑስ በዓል ልደት ትምኒት ዝገልፅ መጋየፂ እዩ፡፡

ኣብዚ ምስሊ እንሪኦ ዘለና ገዛ ወይ ድማ ትካል ትካል ጥዕና እንትከውን ካብቶም መሰረተ ልምዓት ተባሂሎም ዝቁፀሩ ሓደ ዓብይ ወሳኒ ቦታ ዝወስድ ሓደ ዓብይ ትካል እዩ።

አብዚ ምስሊ እንሪአ ዘለና መጓዓዓዚ ወይ ድማ ተሽከርካሪት ሚኒቫን እናተብሃለት ብአብዝሓ ትፍለጥ እንትኸውን፤ ንቡዙሓት ከባቢ ዓሰርተ ክልተ ሰባት ትሕዝ እያ፡፡

ኣብዚ ምስሊ ንርኦ ዘሎ ኣቅሓ ናይ ገዛ ካብቶም ናይ ገዛ ኣቅሓ ውሽጢ ሓደ ዝኮነ ካብ ጠቀላላ ዝስራሕ ዘመናዊ ናይ ቴሌቪጅን መቀመጢ እንትከውን ብቡዝሓት መልክዕ ክስራሕ 'ውን ይክእል።

ኣብዚ ምስሊ ንሪኦ ዘለና ካብቶም መሰረታውያን ግልጋሎታት ዝበሃሉ ውሽጢ ሓደ ዝኾነ ፅርጊያ እንትኸውን ብዙሓት ተሽከርከርቲ ካብ ርሑቕ ቦታ ናብ ርሑቕ ቦታ ብዘይፀገም ንኽኸዳ ዝሕግዝ እዩ፡፡

ኣብዚ ምስሊ እንሪኦ ዘለና ቦታ ብዝተፈላለየ ኣትክልቲ ከምዝማዕረገ ምግንዛብ ንኽእል፡፡ ካብቶም ኣትክልቲ ድማ እኒ ኣቫካዶ ዝኣምሳሰሉ ዝተፈላለዩ ፍራምረ ከምዘለዉዎ ንግንዘብ፡፡

እብዚ ምስሊ እንሪኦ ዘለና ቦታ አብ ከተማ አክሱም ዝርከብ ዘመናዊ እና ባህላዊ ምግቢ ዘቅርቡ ቤት ምግብታት ሓደ እንትከውን እዚ ድማ እንሪኦ ዘለና አፍደግኡ ወይ ድማ መእተዊ በሪ ።

ኣብ ምስሊ እንዕዘቦ ዘለና ካብ ተኸላኸልቲ ገበን ዝኾኑ ትራፊክ ፖሊስ ዝተብሃሉ እንትኾኑ ኣብ ዝተፈላለየ ምፅራይ ኣብ መንገዲ ኣለዉ።

ኣብ ዚ ምስሊ ንሪኣም ዘለና ኣቁሑት ኣብ ተፈላለዩ ምግቢታት ንሓደ ዝራእቲ ኮይኖም ዘገልግሉ እንትኮኑ ሰበረ እናተብሃለ ብተለምዶ ዝፈለጥ ዓይነት ጥራጥረን ናይ ኮሚደረ ድልክን ከም ዘለዎ ንምልከት ፡፡

እዚ አብ ምስሊ ንሪአ ዘለና አብ ከተማ ሽረ እንትኸውን አብቲ ምስሊ እውን ናይ ጋንታ ኩዕሾ ስሑል ሽረ ደገፍቲ ዝገብርዎ ዘለው ዓብይ ድጋፍ የርኢ።

እዚ ምስሊ ናይ ውድብ ጥዕና ዓለም ምልክት እዩ።

ኣብዚ ምስሊ እንሪኦ ዘለና ናይ ቤት ቁርስን ምግብን ኣበባ መፋለጢ እንትኸዉን ኣብቲ ዉሽጢ ስእሊ ድማ ቡዙሓት ናይ ምግቢ ዝርዝራት ከም ዘለዉን ይገልፅ፡፡

ኣብዚ ምስሊ ዝርአያና ዘሎ ፅርግያ ሕልፍ ኢልካ ዘለዉ ሓፁር ብኳና ተሰርሐ ሓፁር ከምኡ ኢሉውን ኣትክልቲ ተኸበበ መረባ ከምዘሎ የርኢ፡፡

ኣብዚ ምስሊ ዝረኣየና ዘሎ ምስሊ ቦታ ናይ ኣቦና ኣቡነ ኣረጋዊ ዓብይ ገዳም እንትኸዉን እቲ ምሰሊ ድማ ካብ መላአ ዓድና ተኣከቡ ነዚ በዓል እዉን ከኽብሩ ዝተዓደሙ ሰባት ከም ዘለዉ የርእየና፡፡

ኣብዚ ምስሊ እንሪ ዘለና ካብ ዓይነት ተክልታት ውሽጢ ሓደ ዝኮነ በለስ እናተባሃለ ዝፍለጥ ከምኢሉ እውን ንምግብነት ካብ ዝውዕ ኣትክልቲ ውሽጢ ሓደ ዝኮነ ብጣዕሚ እውን ኣዝዩ ጥዑም ተክሊ እዩ።

እዚ ኣብ ምስሊ እንሪኦ ዘለና ቤት ትምህርቲ እንትኽውን ኣብ ዝርይኡ ናይ መጫወቲ ቆልዑ ዘለዎ እንትኽውን፣ ኣብ መንደቅ ክዓ ዝተፈላለዩ እስልታት ኣለው፡፡

ምስሊ ንርኣ ዘለና ገዛ ቤት ስፍየት ወይ ድማ ናይ ክዳን መስፍያ ገዛ ከምኡ ዝተፍላለዩ ክዳውንት መሽጥ ገዛ እንትከውን እቲ ንርኦ ዘለና ድማ ደጉኡ ወይ ድማ በሪ ይበሃል።

አብዚ ምስሊ እንሪአ ዘለና መኪና ወይ ድማ ተሽከርካሪት ካብቶም ከበድቲ ናይ ፅዕነት ተሽከርከርቲ ዝበሃሉ ሓንቲ እንትትኸውን፤ ብዙሓት ከበድቲ ነገራት ከም ሑፃን ጃህያን ንምጉዕዓዝ ትጠቅም፡፡

ኣብዚ ምስሊ እንርእዮ ዘለና ምግቢ ካብ ዓይነት ባህላዊ ምግቢ ዓድና ሓደ ዝኮነ ጥረ ስጋ እንትኮውን ብዝሪኡ ድማ ዝተፈላለየ መባልዕቲ ከምኒ እንጀራ፣ ባኒን ፣ምጥሚጣን ዝኣመሰሉ ከም ዘለውዎ ንግንዘበ።

ኣብዚ ምስሊ እንሪኦ ዘለና ኣበ ከተማ ኣክሱም ካብ ዝርከቡ ሓደ ካብቶም ጥንታዉያን ጎደናታት እዩ ።

ኣብዚ ምስሊ እንሪኦ ዘለና ግለሰብ ወይ ድማ ሙዚቀኛ ሙሉብርሃን ዋሪ ዝተባህለ እንትኸውን ዝተፈላለዩ ደርፊታቱ ኣብ ህዝቢ ዓብይ ተቐባልነት ዘለዎ እዩ፡፡

እዚ ምስሊ እንሪኣ ዘለና ጓል ኣነስተይቲ ሓደ ካብቶም ብሉፃት ባህላዊ ኣካዳድና ትግራይ ዝኮነ ናይ ራያ ባህላዊ ኣካዳድና ሓደ እዩ፡፡

ኣብዚ ምስሊ እንዕዘቦ ድማ ሰፊሕ ናይ ሕርሻ መሬት ብዓድና ዝግነ ሰፈረሕ ናይ ሕርሻ መሬት ከምኡ እውን ኣመዓዲካ ነዋሕቲ ጎቦታት ከምዝርአ ንዕዘብ፡፡

ምስሊ እንሪኦ ዘለና ዝተፈላለዩ ዓይነታት ጓሓፍ ኣብ ምፅራይ ዝርከቡ ሰራሕተኛታት ፅሬት እዮም። ናብ መኪና ድማ ፅዒኖም ካብቲ ቦታ የግልስዎ ኣለዉ።

ኣብዚ ምስሊ ከም እንዕዘቦ ሕጊ ኣኽባሪ ዝኾነ ሓደ በዓል ሞተር ምስ ሓንቲ ሰበይቲ ክነጋገር እንከሎን ካሎኦት ድማ ናብ ድንዃን እንዳ አተው ከለውን እዩ።

እዛ ምስሊ ንሪኣ ዘለና ድማ ዘመናዊት ናይ ኣምቡላንስ መኪና እንትኸውን ብሓገዝ ቢሮ ጥዕና ትግራይን ንፍሪምናጦስ ዝተዋህበት ናይ ኣምቡላንስ መኪና እያ፡፡

ኣብዚ ምስሊ እንሪኦ ዘለና ቦታ ኣብ ከባቢ ኣክሱም ፀሓይ በርቂ ዝበሃል ዕዳጋ ቦታ እንትኸውን እቲ ምስሊ ድማ ዝተፈላለዩ ናይ ሕርሻ መሳርሒ ኣቁሑት አምኡ እውን ብዛሕት ናይ ዕንጨይቲ ስራሕቲ ከምዘለዎን ንዕዘብ።

ኣብ እዛ ምስሊ ከም ንግንዘቦ እዛ ፎቶ ናይ ቀደም ምስሊ ኮይና ብጣልያ ዝነበሩ ገዛ ኣቦና ኣዶ 4ተ ቆልዑ ንሪኢ ፡፡

ኣብዚ ምስሊ እንርእዮም ዘለና ዓብይ ኣቦ ነፀለኦም እንዳስተኻኸሉ ይግነዩ። ኣብቲ ዘለውዎ ቦታ ድማ ኣከባቢ እንዳማርያም ፅዮን ምዃኑ ክንዕዘብ ንክእል።

እዚ ምስሊ ኣብ ዓብይ በዓል መናእሰይ ራያ ዝገብርዎ ጨፈራ እዩ።

ኣብዚ ምስሊ ከም እንሪኦ ዘለና እዚ ናይ ኣከባብራ በዓል ኣሸንዳ ብደቂ ኣንስትዮ ዝግበር ኣብ ኤርትራ እዩ ።

እዚ ኣብ ምስሊ ዘሎ ኣብ ከተማ ኣክሱም ዝርከብ መእተዊ በሪ ማእከል መባእታዊ ክንክን ጥዕና ኣክሱም እዩ፡፡

ኣብዚ ምስሊ ንሪኦ ዘለና መስተ ድማ ካብ ናይ ዓድና ባህላዊ መስተታት ሓደ ዝኮነ ቡና እንትኮን ተቀዲሑ ብፍንጃል ነናብ ሰብ እና ተዓደል ከምዝመፅ ንዕዘብ ።

እሺ እዚ ኣብ ምስሊ ንርኦ ዘለና ስእሊ መስቀል ዝባሃል ኮይኑ በፍላይ ድማ ብሃይማኖትና ኦርቶዶክስ ተዋህዶ ንመባረኪ ኮታሰ ንኩሉ ነገር መጀመረታን መወዳእታን ገረና ኢና እንጥቀመሉ፡፡

እዚ እንርኦ ዘለና ውፅኢት ቅርፃ ቅርፂ ጥንታዊያን ኣክሱም ዝኮኑ ኣብ ከባቢ ሓወልቲ ኣክሱም ዝርከብ መናፈሻ እዩ፡፡

ኣብዚ ምስሊ እንሪኦ ዘለና ድማ ካብ ፍራፍረ ሓደ ዝኾነ ፓፓየ እናተብሃለ ዝፍለጥ እንትኸዉን ንምግብነት ከምኡ ወይ እዉን ብፅሟቕ መልክዕ ክቀርብ ዝኽእል ናይ ፍራፍረ ዘርኢ እዩ።

እዚ ኣብ ምስሊ እንሪኦ ዘለና ካብቶም ኣመራርሓታት ጋንታ ኩዕሾ ስሑል ሽረ ውሽጢ ዝኮኑ ሓደ እዩ፡፡

እሺ ኣብ ላዕሊ ምስሊ ከም ንሪኦ ዘለና ኣቦታትና ኣሕዋትና ኣብ ዉሽጢ ቤት-ክርስትያን ኣትዮም ቅዳሴ ከቀድሱ ሰኣታት ክቆሙ ማህሌት ከብፅሑ እዩ ዘርኢ ዘሎ እቲ ምስሊ ናይ ኦርተዶክስ ሃይማኖት ሰርዓት እዩ።

እሺ ኣብ ላዕሊ ምስሊ ከም ንሪኦ ዘለና ሕምባሻ ኮይኑ ሓደ ካብ ናይ ኢትዮጵያ ምግቢታት ሓደ ፍሉጥን ህቡብን ምግቢ እዩ ብፍላይ ድማ ሕምባሻ ኣብኪዕና ጋጊርና ብደንቢ ንሰርሖ ናይ ምግቢ ዓይነት እዩ።

እዚ ምስሊ እንሪኦ ዘለና ገዛ ወይ ከዓ ህንፃ ኣብ ከይዲ ስራሕ ተሰሪሑ ዘይተወደአ ገዛ ወይ ከዓ መንበሪ እዩ ብዙርያው እውን ካለኦት ገዛውቲ ከም ዘለው ክንዕዘብ ንክእል ኢና፡፡

ኣብቲ ንሪኦ ዘለና ስእሊ ክንዕዘብ እንትንኽእል እታ መፋለጢት ናይ ስራሕቲ ዉፅኢት ዕንፀይትን ዲኮርን ወይ ድማ ጌትነት ፈርንቸር መፋለጢት ዓባይ ስእሊ እያ።

ኣብዚ ምስሊ ከምንዕዘቦ ዘለና እዚ ቤት ምግቢ ሰፊሕ ኣዳራሽ እንተሎ ኣብቲ ምስሊ ከምንርኦ ኣብቲ ኣዳራሽ ዓብይ መርዓ ከምዘሎ ተዓደምትን ከምኡ'ወን ስድራን ብሓደ ከም ዝሕልፈዎ ዘለው ንርኢ።

እዚ ምስሊ እንምልከቶ ዘለና ኣብ ከባቢ ሓወልቲ ኣክሱም ዝርከብ ጥንታዊ ዝኾነ ብጥንታውያን ኣቦታት ካብ ሓደ ፍልፍል እምኒ ተጸሪቡ ዝተሰርሐ ቅርጻቅርጺ እዩ።

እዚ ኣብ ምስሊ እንሪኦ ዘለና ሓደ ካብቶም ፍሉጣት መራሕቲ ሰራዊት ዝነበረ ስውእ ሜጀር ጀነራል ሰዓረ መኮነን ሓደ እዩ፡፡

እዚ ኣብ ምስሊ እንዕዘቦ ዘለና ተምሃሮ ኣብ ክፍሊ ፈተና እንትወስዱ እንተለው እንትከውን፣ እዞም ተምሃሮ ክዓ ብፀጥታ እናተፈተኒ ይርከቡ፡፡

እዚ እንሪኦ ዘለና ዓይነት እንስሳ ዘገዳም እንትከውን ቅንፊዝ ተባሂሉ ዝፍለጥ ነብሱ ብእሾክ ዝተሸፈነ ካብ ፀላእቱ ብእሸኩ ብምንዛሕ ዝከላከል እዩ፡፡

ኣብዚ ምስሊ ንሪኣ ዘለና ጓል ኣነስተይቲ ብባህላዊ ክዳን ከምኡ ኢሉውን ብዝተፈላለየ መጋየፅቲ ከም ዘመልከዐት ከምኡ ኢሉ እውን ኣብ ኢዳ ብሒና ከምዝተሸለመት ንርኢ፡፡

ኣብ ምስሊ ንሪኦ ከምዘለና ናይ ትግራይ ፍሉይ ሓይሊ ወታደራት ኮይኖም ብፍላይ ድማ ኣብ ውሽጢ ዓዲ ዝፍጠር ጐንፅታት ዝተፈላለዩ ሕርናኻት ዘፅርዩ ሕጊ ኣኽበርቲ እዮም፡፡

ኣብዚ ምስሊ እንርኦ ዘለና ሓወልቲ ኣክሱም እንትከውን ብናይ ቀደም ኣቦታት ስነ-ህንፃ ጥበብ ዝተሰረሐ ብጣዕሚ ኣደነቅቲ ካብቶም ዝበሃሉ ናይ ዓድና ቅርስታት ውሽጢ ሓደ እዩ።

ኣብ ምስሊ ድማ ንዕዘቦም ብዛሓት ተኣኪቦም ዘክብርዎ ዘለዎ ናይ መርዓ ስነ-ስርዓት እንትኸውን ብትልህትን ብጨወታን ከም ዘክብርዎ ዘለው ንግንዘብ።